ገዛን መንበሪ እንትባሃል ኮሎ ገዛ ማለት ብዝተፋላለዩ ናይ ህኒፃ መሳርሕታት ታሓግዙ ዘተሰረሕ እንተከዉን መንበሪ ማለት ድማ ተሰሪሑ ተወዲኡ ደቅሰባት ክነብርሉ ከለዉ መንበሪ ተባህሉ ይፅዋዓ፡፡

መሰረታዊ ልምዓት ማለት ብሕርሻ፣ ብሞስኖ፣ ብምግዳብ፣ ብመሬት ብሓምለዋይ ቆፅሊ ምሽፋን ማለት እዩ።

መጋየፅን መመላክዒን ክብሃል ከሎ ከልቲኦም ተመሳሳሊ ትርጉም ዘለዎም ቃላት ኮይኖም እዞም ቃላት እዚኦም ድማ ደቂ ሰባት ኣብ ፅቡቆም ማለት'ውን ኣብ ሓጎሶም ኣብደስተኦም ዝጥቀሙሎም ነገራት እዮም።

ኣርክቴክቸርን ህንጻ ስራሕን፥- ኣርክቴክቸር ማለት ሓደ ህንፃ ንክህነፅ ናይ መጀመርታ ስራሕ ማለት እውን ቅርፂ ምውፃእ እንትከውን ህንፃ ስራሕ ክበሃል ከሎ ድማ እቲ ቅርፂ ምስተቀረፀ ስራሕ ተጀሚሩ እስካብ ዝውዳእ ዘሎ ከይዲ እዩ።

ስፖርት ማለት ንጥዐና አገዳሲ ወይ ድማ አድለይቲ ካብ ዝባሃሉ ሓደ ኮይኑ ዝተፈላለዩ ዓይነታት ስፖርት እውን አለዉ ንአብነት ስፖርት ዝሰርሕ ሰብ ካብ ዝተፈላለዩ ሕማማት ጥዐነኡ ዝተሓለወ ይኾውን።

ፋሽን ማለት በብግዚኡ ዝተስርሒ ወይ ድማ በብግዚኡ ዘመፁ ሓደሽቲ ነገራት እንትኾን ንቡዙሕ ነገር ንምግለፅ ንጥቀመሉ። ን ኣብነት ፋሽን ክዳን ፣ ፋሽን ቅርፂ ንብዙሕ ነገር ንጥቀመሉ

እፅዋት ማለት ብተፈጥሮ ካብ ዝርከቡ ፀጋታት ኮይኖም ንምግብነት ፣ ንመድሓኒት ፣ ንመንበሪ ወዘተ ንብዙሕ ነገር ዝጠቅሙ ወይ ዘገልግሉ እዮም ።

ናይ ገዛ ኣቑሑ ማለት ሰባት ኣብ ገዛ ዝጥቀምሎም ኣቑሑ ወይ ዝግልገልሎም ኣቑሑ እንትኾኑ እዝኦም ድማ ዝተፈላለዩ ዓይነታት ኣቑሑ ኣለው። ንኣብነት ናይ ምግቢ ኣቑሑ፣ ናይ መስተይ ኣቑሑ ዝተፈላለዩ ዓይነታት ኣቑሑ ከም ዘለው እዮም።

ጥበብን ባህልን እትባሃል እንተሎ ጥበብ ማለት ብልሓት፣ ሜላ ማለት እትከውን ባህሊ ማለት ድማ ኣብ ሓደ ከባቢ ዝነብሩ ማሕበረሰብ ማንነቶም ዝገልፅሉ ማለት እዩ።

ሱፐርማርኬት ኣቁሑ ማለት ኣብ ፋብሪካታት ወይ ኣብ ትካላት ዝፈረዩ ፍርያታት ኮይኖም ኣብ ዕዳጋ ቐሪቦም ማሕበረ ሰብ ዝግልገሉሎም ኣቁሑ ማለት እዮም።

ሕብረተሰብን ስድራን ማለት ሕብረተሰብ ክበሃል እንተሎ ኣብ ሓደ ከባቢ ዝነብሩ ህዝብታት ናይ ባዕሎም ቋንቋን ባህሊን ዝሓዙ ኮይኖም ስድራ ማለት ድማ ኣብ ሓደ ገዛ ዝነብሩ ወለድን ውላዳትን ዝሓዘ ማለት እዩ።

ሙዚቃ ማለት ብናይ ሙዚቃ ሞያ ወይ ኽእለት ዘለዎም ሰባት ድምፅን ዝተፈላለዩ ናይ ሙዚቃ መሳርሕታትን ተቐሪፁ ሰባት ንምዝንጋዕ ወይ ንምፅዋት ዝጥቀምሉ ነገር እዩ፡፡

ዜና ኣወታ ር ወይ ዜና ማለት በቢዕለቱ ዝኽሰቱ ወይ ዝፍጠሩን ነገራት ብማሕበራዊ ሚድያ ኣቢልካ ዝመሓላለፉ ነገራት ወይ መልእኸተታት እዮም።

መስተታት ማለት ፈሰስቲ ነገራት ኮይኖም ዝተፈላለዩ ዓይነታት መስተ ከም ዘለዉ እዮም። ናኣብነት ማይ፣ ቢራ፣ ስዋ ፣ለስላሳ ዝኣመሰሉ ኣለዉ ።

ትራንስፓርት ማለት ምጉዕዓዝ ወይ ምንቅስቃስ ማለት እንትኸዉን ፤ተሽከርከቲ ማለት ድማ ግኡዝ ነገራት ኾይነን ሰባት ወይ ኣቁሑ ተሸኪመን ካብ ቦታ ናብ ቦታ ዝንቀሳቐሳ ወይ ዝጉዓዛ እየን።

ኣትክልትን ኣሕምልትን ትበሃል ተሎ ዓይነት ተክሊ ኮይኖም ዝተፈላለየ እጃም ዘለዎም እዮም፡፡ ንኣብነት ሕማም ኣብ ምክልኻል፣ ንምግብነት ተፈላለዩ ጥቅምታት ኣለውዎም፡፡

ስፖርማርኬት ኣቁሑት ማለት ኣብ ፋብሪካታት ወይ ኣብ ዝኾኑ ትካላት ተሰሪሖም ናብ ዕዳጋ ቐሪቦም ማሕበረሰብ ዝግልገሉሎም ወይ ዝጥቀምሎም መሳሪሒታት ማለት እዮም።

መስተታት ማለት ፈሰስቲ ነገራት ኮይኖም ንቡዙሕ ጥቅምታት ዘገልግሉ እዮም፡፡ ንኣብነት ስርዓተ ምሕቃቅ ምግቢ ንክካየድ ሕማም ንምክልካል ጉልበት እውን ንምሃብ ኮታስ በዙሕ ነገር ጥቅሚ ኣለዎም፡፡

መሰራተዊ ግልጋሎት ማለት ስሙ ከም ዝሕብሮ መሰረታዊ ወይ ኣድለይቲ ካብ ዝባሃሉ ግልጋሎታት ኾይኖም ንኣብነት ከም ቤት ትምህርቲ፣ ሕክምና ወዘተ ዝኣመሰሉ እዮም፡፡

ኣትክልትን ኣሕምልትን ክበሃል ከሎ ዓይነታት ተክልታት ኮይኖም ዝተፈላለዩ ዓይነታት ጥቅሚ ዝህቡ እዮም፡፡ ንኣብነት ሕማም ንምክልካል፣ ንምግብነት ንብዙሕ ጥቅምታት ዝውዕሉ እዮም፡፡

ናይ ገዛ ኣቅሑ ማለት ሰባት ኣብ ገዝኦም ንዕለታዊ መነባብሮኦም ዝጥቀምሎም ኣቅሑ ማለት እንትኾኑ፣ እዚኦም ድማ መመገቢ፣ መስተይ ኮታስ ዝተፈላለዩ ዓይነት ኣቅሑ ኣለው፡፡

መሰረታዊ ልምዓት ማለት ብሕርሻ ወይ ብመስኖ አቢልካ መሬት ብሓምለዋይ ቆፅሊ ምሽፋን ማለት እዩ።

ኣርማ ማለት ምልክት እንትከውን ንኣብነት ኣብ ኢትዮጵያ ዘለዋ ክልላት ኩለን ነናይ ባዕለን ባንዴራ ዝሓዛ እየን፡፡ እቶም ባንዴራታት ኩሎም ድማ ነናይ ባዕሎም ኣርማ ወይ ምልክት ዝሓዙ እዮም፡፡

ስራሕ ማለት ሰብ ንክነብር ይበልዕ ንክበልዕ ድማ ስራሕ ይሰርሕ ወይ ይፅዕር፡፡ ስለዚ በዚ ምክንያት ክበልዕ እንድሕር ኮይኑ ክሰርሕ ከም ዘለዎ እዩ፡፡ በዚ ምክንያት ስራሕ ይባሃል፡፡

ማሕበራዊ ሚድያ ክበሃል ከሎ ዓይነታት ሚድያ ኮይኖም በቢእዋኑ ወይ በቢግዜኡ ዝተሰርሑ ነገራት ናብ ሰማዕቲ ወይ ናብ ማሕበረሰብ መልእኽቲ ዘሕልፉ ወይ ዘቅርቡ እዮም ።

ማሕበራዊ ሚድያ ማለት በቢእዋኑ ዝክሰቱ ነገራት ወይ ዝፍጠሩ ነገራት ንምምሕልላፍ ዝጠቅሙ ዓይነታት መሳርሒ እዮም።

ናይ ገዛን በረኻን እንስሳት ናይ ገዛ እንስሳ ማለት ምስ ደቂ ሰባት ኣብ ገዛ ዝነብሩ ወይ ንደቂ ሰባት ዘገልግሉ እንስሳት እንትኾኑ ናይ በረኻ እንስሳ ማለት ድማ ኣብ በረኻ ኣብ ጣሻ ዝነብሩ እንስሳት ማለት እዮም፡፡

መጋየፅን መማላክዕን ማለት ክልቲኦም ተመሳሳሊ ትርጉም ዘለዎም ኮይኖም ሰባት አብ ፅቡቆም አብ ደስትኦም አብ ታሓጓሶም ዝጥቀምሎም ነገራት ወይ ድማ ሓጎሶም ንምግላፅ ዝጥቀምሎም ነገራት እዮም ።

ቤት ምግብን መስተን ትባህል ተሎ ሰባት ዕለታዊ መነባብሮኦም ንክብሉ ወይ ድማ ቅርሺ ክንረክበሎም ኢና ኢሎም ሓሲቦም ዘቅረብዎም ወይ ዘዘጋጀውወም ነገራት እንትኮኑ እዚ ድማ ተገልገልቲ ካብ ጥምየት ካብ ፃምእ ዝድሕንሎም ወይ ዝማሓርሎም እዮም፡፡

መሳሪሒ ማለት ዝኾነ ዓይነት ስራሕ ንኽትሰርሕ ዘኽእሉ ወይ ዘሳልጡ ነገራት ኾይኖም ዝተፈላለዩ ዓይነትታት መሳርሒታት'ውን ኣለዉ። ንኣብነት ናይ ህንፃ መሳሪሒ ፣ናይ ቢሮ መሳሪሒ ተባሂሎም ኣብ ቡዙሕ ይኽፈሉ።

ፖለቲካ ማለት መንግስታት ሓንቲ ሃገር ንከማሓድሩ ወይ ንክመርሑ ምስ ካልኦት ሃገራት ዝገብርዎ ወግዓዊ ወይ ድማ ዝገብርዎ ምድርዳር ፖለቲካ ተባሂሉ ይፅዋዕ፡፡

ሙዚቃ ማለት ብናይ ሙዚቃ ክእለት ዘለዎም ሰባት ድምፅን ብዝተፈላለዩ መሳርሕታት ሙዚቃን ተቀሪፁ ሰባት ንምዝንጋዕ ዝጥቀሙሉ ነገር እዩ።

መጋየፅን መማላኽዕን ክበሃል ከሎ ሰባት ኣብ ፅቡቆም ማለት እውን ኣብ ሓጎሶም ኣብ ደስትኦም ዝጥቀምሎም ነገራት እንትኾኑ ፤እዚኦም ድማ ዝተፈላለዩ ዓይነታት መጋየፅታትን መማላክዕታትን ኣለው፡፡

ተፈለጥቲ ሰባት ማለት ኣብ ሂዎት ቡዝሕ ተሞክሮ ዘለዎም ሰባት እንትኾኑ እዚኦም ድማ መስተውዐልቲ ፣ለባማት ፣ ጥበበኛታት ዓይነት ሰባት እዮም፡፡

ገዛን መንበሪን ክን ትበሃል ተሎ ገዛ ማለት ብዝተፈላለዪ ናይ ህንፃ መሳርሒታት ተሓጊዙ ዝተሰርሐ እንትኸውን መንበሪ ማለት ድማ እቲ ገዛ ተወዲኡ ምስ ተሰርሐ ደቂሰባት ኣብኡ ኣትዮም ክነብሩ ከለዉ መንበሪ ይበሃል ።

ኣትክልትን ኣሕምልትን ማለት ዓይነት ተክሊ ኮይኖም ንዝተፈላለዩ ጥቅምታት ዝውዕሉ እዮም ንኣብነት ካብቶም ጥቅምታት ንምግብነት፣ ንመድሓኒት፣ ጉልበት ንምሃብ ንዝተፈላለዩ ጥቅምታት ዝውዕሉ እዮም።

መዝናነዪ ቦታ ማለት ሰባት ዕለታዊ መነባብሮኦም ንምምራሕ ማለት እውን ቅርሺ ክንረክበሉ ኢና ኢሎም ዝሰርሕዎ ወይ ዘቕረብዎ ነገር እትከውን ዝተጨነቁ ሰባት ናብቲ ቦታ ብምካድ ካብ ጭንቀቶም ዘድሕንሉ ሓጎሶም ዝገልፅሉ ዓይነት ቦታ እዩ፡፡

ናይ ገዛ ኣቁሑ ማለት ኣብ ፋብሪካ ተሰሪሖም ወይ ተመሪቶም ሰባት ኣብ ገዝኦም ንዝተፈላለዩ ዕላማ ዝጥቀሙሉም ኣቁሑ ማለት እዮም።

ጥበብን ባህልን እንትብሃል ተሎ ጥበብ ማለት ብልሓት፣ ሜላ፣ ምስትውዓል ማለት እንትከውን ፤ ባህሊ ማለት ድማ ኣብ ሓደ ከባቢ ዝነብሩ ማሕበረሰብ ወይ ህዝብታት ዝጥቀምሉ ነገር እዩ፡፡

መጋየፂ ማለት ሳባት ሓጎሶም ደስተኦም ንምግላፅ ዝጥቀምሎም ነገራት ኮይኖም ንኣብነት ደቂ ኣንስትዮ ዝጥቀማሎም መጋየፂታት ወርቂ ፣ቡሩር ወዘተ ኣለዉ፡፡

ንግድን ምትዕድዳግን እንትብሃል ተሎ ንግዲ ማለት ምትራፍ ወይ ምኽሳብ ማለት እንትኸዉን ምትዕድዳግ ማለት ድማ ካብ ቦታ ናብ ቦታ ብምንቅስቓስ ዝግበር ናይ ንግዲ ልዉዉጥ ማለት እዩ፡፡

ሃይማኖት ማለት ሰባት ፈጣሪኦም ዝፈልጥሉ ወይ ድማ ኣምልከቶም እምነቶም ዝፍፅምሉ እንትከውን ፣ ዝተፈላለዩ ዓይነታት ሃይማኖት እውን ኣለው:: ሃይማኖት ክርስትና፣ ሃይማኖት እስልምና፣ ፕሮቴስታንት፣ ካቶሊክ ዝተፈላለዩ ኣለው፡፡

ናይ ገዛን ቢሮን ኣቁሑ ናይ ገዛ ኣቁሑ ማለት ደቂ ሰባት ኣብ ዕለታዊ መናባብሮኦም ኣብ ገዝኦም ዝጥቀሙሉ ኣቁሑ እንትኮኑ፣ ናይ ቢሮ ኣቁሑ ማለት ድማ ዝተማሃሩ ሰባት ኣብ ቢሮ ንምፅሓፍ ዝጥቀሙሎም ኣቁሑት እዮም።

ፋሽን ማለት በቢግዚኡ ዝመፁ ሓደሽቲ ነገራት ማለት እውን ካብቲ ዝነበረ ፍልይ ብዝበለ መልክዑ ተሰሪሑ ዝመፀ ነገር ፈሽን ኢልና ንፅወዖ፡፡

ናይ ገዛን ቢሮ ኣቁሑ እንትባሃል ተሎ ናይ ገዛ ኣቁሒ ማለት ኣብ መንበሪ ገዛ ሰባት ዝጥቀምሎም ኣቁሑ እንትኮኑ ፤ ቢሮ ኣቁሑ እንትባሃል ተሎ ድማ ዝተማሃሩ ሰባት ኣብ ቢሮ ዝጥቀምሎም ኣቁሑ እዮም፡፡

መስተታት ማለት ፈሰስቲ ነገራት ኾይኖም ንዝተፈላለየ ጥቅሚ ዝውዕሉ እዮም፡፡ ንኣብነት ስርዓተ ምሕቓቕ ምግቢ ንምክያድ፣ ጉልበት ንምሃብ፣ ሕማም ንምክልኻል ወዘተ ንብዙሕ ነገር ዝጠቅሙና እዮም፡፡

ቤት ምግብን መስተን ማለት ሰባት ንዕለታዊ መናብብሮኦም ክብሉ ዘቅርብዎም ወይ ዝሰርሕዎም ነገራት እንትኮኑ እዚኦም ድማ ሰባት ንምግብነት ንመስተ ወይ ዝተፈላለዩ ነገራት ዝጥቀምሎም ነገራት እዮም።

ናይ ገዛን በረኻን እንስሳት እንትበሃል ተሎ ናይ ገዛ እንስሳ ማለት ምስ ደቂ ሰባት ሓቢሮም ዝነብሩ ንደቂ ሰባት ዘገልግሉ እንስሳ ክኾኑ ከለዉ፣ ናይ በረኻ እንስሳ ማለት ድማ ምስ ደቂ ሰባት ዘይተላመዱ ኣብ በረኻ ዝነብሩ እንስሳት ማለት እዮም፡፡

ትምህርቲ ማለት መሰረታዊ ኣገልግሎታት ካብ ዝበሃሉ ሓደ ኮይኑ ትርጉሙ ድማ ናይ ባህሪ ለውጢ ምምፃእ ማለት እዩ ። ትምህርቲ ዝተፈላለየ ጥቅሚ ኣለዎ ፡፡ ንኣብነት ዘይተማሃረ ሕብረተሰብ ንምምሃር ወይ ንምፍላጥ ይጠቅም ፡፡

ሕጊ ኣኽበርቲ ማለት ናይ ሕጊ ሙሁራት ሰባት ኮይኖም ሕጊ ንከይጠሓስ ወይድማ ፀጥታን ሰላምን ዘረጋግዑ ሃገር ዝፈትው ሰባት ማለት እዮም።

ጉዕዞን ቱሪዝምን ፦ስደትን ጉዕዞ ማለት ምካድ ወይ ምጋዓዝ ማለት እዩ፡፡ ቱሪዝም ማለት ድማ ታሪካዊ ቦታታት ምርአይ ማለት እንትከውን ስደት ማለት ድማ ብዝተፈላለዩ ምክንያት ዓድካ ሓዲግካ ናብ ካሊእ ምካድ ማለት እዩ፡፡

መጋየፂ ማለት ሰባት ኣብ ሓጎሶም ኣብ ደስቶም ዝጥቀምሎም ዓይነት መሳሪሒታት እትኮኑ ዝተፈላለዩ ዓይነታት መጋየፅታት ድማ ኣለው። ንኣብነት፦ ደቂ ኣንስትዮ ካብ ዝጥቀማሎም ወርቂ ፣ብሩር ወዘተ ኣለው።

ኣትክልትን ኣሕምልትን ማለት ዓይነታት ተኽሊ ኾይኖም ዝተፈላለዩ ዓይነታትጥቕሚ ዝህቡ እዮም፡፡ ንኣብነት ንምግብነት፣ ሕማም ኣብ ምክልኻል፣ ጉልበት ኣብ ምሃብ ብዙሕ ጥቕምታት ኣለዎም፡፡

መሰረታዊ ልምዓት ማለት መሬት ብዝተፈላለዩ መንገድታት ኣቢልካ ማለት ውን ብመስኖ፣ ብሕርሻ ብምግዳብ ኣቢልካ ሓምለዋይ ቆፅሊ ምሽፋን ማለት እዩ።

አርማ ማለት ምልክት ወይ አመልካቲ ማለት እንትከውን ንአብነት አብ ኢትዮጲያ ዘለዎ ባንዴራታት ኩለን ነናይ ባዕለን አርማ ወይ ነናይ ባዕለን ምልክት አለዎን፡፡

ምግብታት ማለት ዝብልዑ ነገራት ኮይኖም ደቂ ሰባት ንክነብሩ ኣገደስቲ ወይ መሰረታዊ ካብ ዝበሃሉ ነገራት ሓደ ኮይኑ ንደቂ ሰባት ብብዙሕ ነገር ዝጠቅም እዩ።

ምግብታት፦ ምግቢ ማለት ንወድሰብ መስረታዊ ወይ አድለይቲ ካብ ዝበሃሉ ሓደ እዩ፡፡ ምክንያቱ ወድስብ ምግቢ ከይበልዐ ክንቀሳቀስ ስለ ዘይክእል፡፡

ሕጊ ኣኸበርቲ ማለት ናይ ሕጊ ሙሁራት ሰባት ኮይኖም ሕግን፣ ሰላምን፣ ፀጥታን ዘኸብሩ ወይ ዘረጋግዑ ሰባት ማለት እዩ ፡፡

ናይ ገዛን ቢሮ ኣቁሑ እንትብሃል ተሎ ናይ ገዛ ኣቁሑ ማለት ደቂ ሰባት ኣብ ገዛ ኣብ ዕለታዊ መነባብሮኦም ዝጥቀመሎም መሳርሕታት እንትኮኑ ቢሮ ኣቁሑ ትብሃል ተሎ ድማ ኣብ ቢሮ ዝተማህሩ ስባት ዝጥቀምሎም ኣቁሑ ማለት እዮም ፡፡

ፖሎቲካ ማለት ሃገራት ምስ ሃገራት ወይ መንግስትታት ምስ መንግስትታት ዝኮነ ፀገም ንምፍታሕ ወይድማ እታ ዓዲ ንክትዓቢ ወይ ንክትምዕብል ዝገብርዎ ርክብ ማለት እዩ።

ተፈለጥቲ ሰባት ማለት መስተዉዐልቲ ለባማት ጥበበኛታት ኮታስ ኣብ ሂወት ብዙሕ ተሞክሮ ብዙሕ ኣፍልጦ ዘለዎም ሰባት እዮም ።

ምግብታት ማለት ዝብልዑ ነገራት ኮይኖም ሰብ ንኽነብር ዘድልዩ መሰረታዊ ነገራት እዮም፡፡ መሰረታዊ ዝተብሃልሉ ምኽንያት ሰብ ብዘይ ምግቢ ክነብር ስለዘይኽእል እዩ፡፡